ኣብ ገዛ እንጥቀመሎም ንብረታት መሳርሒታት ኣብ ናይ ኣብ ገዛ ጥራሕ ዘለዉ ንብረታት እንታይ ይበሃሉ እዚኦም ናይ ገዛ ንብረት ይበሃሉ። ኣብ ካሊእ ከይድናስ ክንጥቀመሎም ዘይንክእል።

ትምህርቲ ትምህርቲ ናይ ሓደ መብራህቲ ከምዝበሃል ትምህርቲ ማለት ሓድሽ ነገር እነግኔሉ ሓድሽ ሓሳብ እንሞህዘሎ ንኽንበር ሂወትና ብቀሊል ነገር እንሞርፀሉ ሜላ ማለት እዩ።

ወዲ ሰብ ጥዕንኡ ዝተሓለወ ንክኸውን ጽቡቕ ቅርጺ ገለ ንክህልዎ ታይ የድልዮ ታይ ክሰርሕ ኣለዎ ስፖርቲ ክሰርሕ ኣለዎ ስፖርት ማለት ጥዕናና ቅርጽና ንክንሕሉ ኮታስ ብዝሕ ዝበለ አዚ ይጠቅመና ማለት እዩ ጥዕናና ቅርጽና ሼፕና ንክንሕሉ ድማ ይጠቅመና።

ታሪካዊ ቦታታት ምስ ተፈጥሮ ክተኣሳሰር እንከሎ እንታይ ይበሃል ? ታሪክን ተፈጥሮን ድማ ይበሃል ። ብ ተፈጥሮን ዘግናዮም ከባብታት ከምእኒ ዱር ክከውን ይክእል እዩ። ብ ተፈጥሮ ክግነ እንከሎ።

ኣብ ገዛና እንጥቀመሎም ንብረታት ነኽንበልዕ ፣ ንኽንሰቲ ዝሮዝሮ ናይ ዕለታዋ መነባብሮና እንቅስቃሴና ኣብ ገዛ እንጥቀመሎም ናይ ገዛ ኣቁሑት እንትኾኑ ኣብ ቢሮ ድማኒ ከምዚ መፅሐፍን ቦርድን

ባንዴራ ማለት ንኣብነት እንተወሲድና ናይ ትግራይ ባንዴራ ቀይሕ፣ እና ብጫ ወይኸዓ ከኾብ ዘለዎ እዮም። እዙይ ድማ ናይ ባዕሉ ምልክት ዘለዎ እዩ። ባንዴራ ማለት እክብካብ ናይ ቀለማት ክኸውን ይኽእል እዪ ካብ ሓደን ክልተን ሰለስተን ንላዕሊ።

ከም ወርቂ፣ ኩትሻ፣ ሰዓት ናይ ክባራት ዳይመንድ ናይ ቀለበት እዚኦም እንታይ ይበሃሉ መጋየፂታት ይበሃሉ። እዚ ድማኒ ፅቡቓትን ምልኩዓትን ምእሩጋትን ንክንኸውንና ዝና ዘለና ንክንኸውን።

መሳርሒ ማለት ኣንሕና ነቲ ክንሶርሖ እንደልዮ ነገር ዘድልየና ዓይነት ኽኸውን ይኽእል እዩ። መሳርሒ ማለት ግን መፋጠኒ ንክሰርሖ እንደሊ ነገር ሓጋዚ ማለት እዩ።